እብዚ ምስሊ ንሪኦ ዘለና ርእሰ ጉዳይ ብዛዕባ ሕብረተሰብን ስድራን ዝምልከት እዩ ።ስድራ ማለት አብ ሓደ ገዛ አደ ፣አቦ ምስ ደቆም ዝነብርሉ እንትኾኑ ሕበረተሰብ ማለት ድማኒ ናይ ዝተፈላለየ ስድራ እካብ ማለት እዩ ።ንስኻትኩም ኣብ ከመይ ዓይነት ስድራን ሕብረተሰብን ትነብሩ ?

እዚ ኣብ ምስሊ እንሪኦ ዘለና መንበሪ ገዛ ደብሪ ይባሃል፡ ደብሪ ድማ ቀደም ወለድና ብእምንን ጭቃን ጌሮም ይሰርሕዎ ዝነበሩ መንበሪ ገዛ እዩ፡፡ ኣነ ከምዚኦም ዝበሉ ዓይነት መንበሪ ገዛ ክፈርሱ ይክእሉ እዮም ኢለ ስለዝሓስብ ብዙሕ ኣይፈትዎምን፡፡

እዚ አብ ምስሊ ንሪኦ ዘለና ናይ ፅሕፈት መሳርሒ ስቴፕለር ይበሃል። እዙይ ከዓ ደፍተር ንምሽፋን እና ዝተበታተኑ ሹት ወይ ከዓ ወረቀት ንምትሕሓዝ ይጠቅመና። አነ እውን እዚ መሳርሒ እዙይ ብጣዕሚ ዝጥቀምሉ መሳርሒ እዩ።

ኣብዚ ምስሊ ንርእዮ ዘለና ርእስ ጉዳይ ብዛዕባ መሰረታዊ ግልጋሎት ዝገልጽ እዩ። መሰረታዊ ግልጋሎት ማለት ደቂ ሰባት ብሂወት ንኽነብሩን ዝተማለአ ጥዕና ሃልይዎም ንኽነብሩን ካብ ዘድልዩ መሰረታዊ ግልጋሎት ማለት እዩ። መሰረታዊ ግልጋሎት ካብ ዝባሃሉ ጥቀስ?

እብዚ ምስሊ እንሪኦ ዘለና ርእሰ ጉዳይ ብዛዕባ ጫማ ዝምልከት እዩ ።ጫማ ማለት ካብቶም ደቂ ሰባት ብእግሮም ክጎዓዓዘ ከለው ተመችይዎም ንኽጎዓዓዙን ከም መፀበቂ ዝጥቀምሎም ነገራት ሓደ እዩ ። ከመይ ዓይነት ጫማ ክትገዝኡ ትደልዩ ።

እዞም ኣብ ምስሊ እንርእዮም ዘለና አትክልትን አሕምልትን እንትትኾኑ አትክልትን አሕምልትን ድማ ካብቶም ንወድሰብ ጥዕና ዘድልዪን ንጥረ ነገራት ዘለዎም ሓደ እዪም። አነ እውን ኣትክልትን አሕምልትን ጥዕናይ ንምሕላዉ ክምገቦም ብጣዕሚ እየ ይደሊ።

እዛ ኣብ ምስሊ ንርእያ ዘለና ናይ ኤሌክትሮኒክስ ኣቕሓ ናይ ገዛ ኮይና ማይ ምፅራይ ትጠቕመና እያ ምስ ተፃረየ ማይ ምስታይ ከኣኒ ንጥዕናና ኣዝዩ ፅቡቕ እዩ። ኣነ እውን ከምዚ ዓይነት ማይ መፃረዪት ናይ ኤሌክትሮኒክስ ኣቕሓ ክትህልወኒ ብጣዕሚ እየ ዝደሊ።

ኣብዚ ምስሊ እንሪኦ ዘለና ርእሰ ጉዳይ ብዛዕባ ጉዕዞን ቱሪዝምን ስደትን እዩ፡፡ ኢትዮጵያ ቡዙሓት ናይ ቱሪዝም ቦታታት ዘለዋ ዓዲ እያ፡፡ ንስካትኩም ከ ቱሪዝም ከይድኩም ትፈልጡ ዶ?

እዚ ኣብ ምስሊ ንሪኦ ዘለና ኣቅሓ ናይ ቢሮ ኣቅሓ ኮይኑ ወንበር እዩ። እዚ ወንበር ከዓ ናብ ዝደለናዮ ኣቅጣጫ ክነሽከርኽሮ ንክእል ወንበርን ደስ በሃልን ምቾት ዘለዎ ወንበርን እዩ ዝኒአ ኣነ እዉን ኣብ ከምዚ ዓይነት ወንበር ዘለዎ ቢሮ እየ ክሰርሕ ዝደሊ።

ኣብዚ ምስሊ ንሪኦ ዘለና ርእሰ ጉዳይ ብዛዕባ ምግብታት ዝገልፅ እዩ። ምግብታት ካብቶም ንደቂ ሰባት ንክነብር ዘድልይዎ ቀንድን መሰረታዊ ነገራት ሓደ እዩ። ኣብ ሂወትኩም ከመይ ዓይነት ምግብታት ክትምገቡ ትደልዩ?

እዚ ኣብ ምስሊ ንሪኦ ዘለና ናይ ኣወዳት ጫማ እንተከዉን እዚ ጫማ እዚ ከዓ ብጣዕሚ ጠንካራን ነዊሕ መንገዲ ንክትከይድ ዝጠቅመናን እዩ። መብዛሕትኦም ደቂ ተባዕትዮ እዉን በዚ ምክንያት ይጥቀምሉ እዮም። ኣነ እዉን ንኣሕዋተይ ከምዚ ዓይነት ጫማ ገዚአ ውህብቶ ክህቦም ብጣዕሚ እየ ዝደሊ።

ኣብዚ ምስሊ ንሪኦ ዘለና ብዛዕባ ናይ ገዛን ቢሮን ኣቑሑት እዩ። ኣብ ገዛን ቢሮን ዝረከቡ ኣቑሑት ተመቺናን ደስ ኢሉናን ንኽነብር ዝገብሩና ኣቑሑት እዮም። ንስኻትኩም ከመይ ዓይነት ናይ ገዛን ናይ ቢሮን ኣቁሑት ተዝህሉ ደስ ይብለኩም ?

ኣብዚ ምስሊ እንሪኦ ዘለና ርእሰ ጉዳይ ብዛዕባ መሰረታዊ ግልጋሎት እዩ። መሰረታዊ ግልጋሎት ማለት ሰባት ብዘይ ምንም ኣፈላላይ ዝጥቀሙሎም ኣገልግሎታት እዮም። መሰረታዊ ግልጋሎት ካብ ዝበሃሉ ጥቀሱ?

መስተ ልስሉስ ክኾን ይኽእሉ አልኮላዊ መስተ ክኾን ይኽእሉ መብዛሕቲኡ ደቂ ሰብ ንምዝንናይ ኢሎም ዝጥቀምሉ እዮም:: ንስኹምከ አልኮላዊ መስተ መዝናነየ እዮም ኢልኩም ትሓስቡ ዶ ?

እዞም አብ ምስሊ እንሪኦም ዘለና ስድራ ቤት ብባህላዊ ኽዳን ደሚቆምን ፀቢቆምን ዘለዉ እንትኮኑ ሰብአይን ሰበይቲን ምስ ኽልተ ደቆምን እዮም። አነ እውን ከምዚ ዓይነት ፅቡቅ ክዳን ተኸዲነ ምስ ቤተ ሰበይ መዓልቲ ከሕልፍ ብጣዕሚ እዩ ደስ ዝብለኒ።

እዚ ዜና ኣውታር ኮይኑ ኣብዚ ሕዚ ኣዘራራቢ ዝኾነ ኤአይ ከመይ ከም ንጥቀም ዘርኢ እዪ።

እዚ ምስሊ ሕብራዊ እርሳስ እንትኸውን ህፃናት ይመሃርሉ።

እዛ ኣብ ምስሊ እንሪኣ ዘለና ሓወልቲ ሓወልቲ ኣኽሱም ትበሃል ኣብ ናይ ዓለም ቅርሳ ቅርሲ መዝገብ እዉን ተመዝጊባ እያ ቡዙሓት ቱሪስት ድማ ነዛ ሓወልቲ እዚኣ ክጉብንዩ ናብ ከተማ ኣኽሱም ይመፁ እዮም ኣነ እዉን ናብዚ ቦታ ኸይደ ነዛ ሓወልቲ ክጉብንይ ከለኹ ብጣዕሚ እዩ ደስ ዝብለኒ።

ኣብዚ ምስሊ ንሪኦ ዘለና ርእሰ ጉዳይ ብዛዕባ ፀጉሪ እዩ። ፀጉሪ ካብተን ንደቂ ኣንስትዮ መልክዕ ኣድላዪ ዝኾነ ነገር ሓደ እዩ። ብዝተፈላለየ ዓይነት ድማ ክንቁኖኖ ንኽእል ኢና። ንስኻትኩምከ ከመይ ዓይነት ፀጉሪ ዘለዋ ጓል ደስ ትብለኩም?

አብዚ ምስሊ እንሪኦ ዘለና ርእሰ ጉዳይ ብዛዕባ ፓሎቲካ እዩ። ፓሎቲካ ማለት ስርዓት መሕደራ ማለት እዩ። መንግስቲ ህዝቢ ከመይ ገይሩ የማሓደርን ምስ ካልኣት ሃገራት ዘለዎ ርክብ ከመይ ገይሩ ዘስጥምን ዘምልክት ጉዳይ እዩ። ፖሎቲካ ኩነታት ዓደና ከመይ አሎ ኢልኩም ተሓስቡ?

ኣብዚ ምስሊ እንሪኦ ዘለና ርእሰ ጉዳይ ብዛዕባ ተፈጥቆን ኣከባቢን እዩ፡፡ ተፈጥሮን ኣከባቢን ብጣዕሚ ደስ ዝብሉ ነገራት ኮይኖም ብተፈጥሮ እንረክቦም ነገራት እዮም፡፡ ተፈጥሮን ኣከባቢን ትንከባከቡ ዶ?

ቤት ምግብ መስተን ማለት ሰባት ካብ ገዝኦም ወፃኢ ቅርሺ ከፊሎም ክግልገሉ ከለዉ ማለት እዪ ናይ ቤት ምግብን መስተን ተገልገልቲ ዲኩም

ኣብዚ ምስሊ እንሪኦ ዘለና ርእሰ ጉዳይ ናይ ገዛን በረኻን እንስሳት ዝብል እዩ፡፡ ናይ ገዛ እንስሳ ማለት ኣብ ገዛ ምሳና ዝነብሩ ለማዳታት እንስሳ ማለት እዩ። ናይ በረኻ እንስሳት ማለት ድማ ኣብ ዱር ወይ ድማ ኣብ ጫካ ዝነብሩ እንስሳት ማለት እዮም። ካብ ናይ ገዛን ናይ በረኻን እንስሳት እትፈልጥዎ እንስሳ ጥቀሱ?

ኣብዚ ምስሊ ንሪኦ ዘለና ርእሰ ጉዳይ መጋየፂ ዝገልፅ እዩ። መጋየፂ ማለት ደቂ ሰባት ይኩን ካልኦት ዝተፈላለዩ ነገራት ካብቲ ዝነበርዎ ነገር ፀቢቆምን ደሚቆምን ዝረኣይሉ መንገዲ ማለት እዩ:: እስካብ ሕዚ ተጠቂምኩምሉ ትፈልጡ መጋየፂ እንታይ እዩ ?

ኣብዚ ርእሲ እንሪኦ ዘለና ርአሰ ጉዳይ ብዛዕባ ባንዴራ እዩ ዝገልፅ ባንዴራ ማለት ክዓ ሓንቲ ሃገር ካብ ካሊእ ሃገር መፍለዪ ኣርማ ማለት እዩ፡፡ ኩለን ሃገራት ነናይ ባዕለን ዝኮነ ባንዴራ ኣለወን፡፡ ሕብርታት ባንዴራ አትዮጵያ ጥቀስ?

እዚ አብ ምስሊ እንሪኦ ዘለና መንበሪ ገዛ ብጣዕሚ ፅቡቅን ፅፉፍን እዩ፡፡ ንኽትነብረሉ ድማ ብጣዕሚ እዩ ምችው ፡፡ አነ እውን አብ ቀፃሊ ሂወተይ ከምዚ ዓይነት ፅቡቅን ፅፉፍን መንበሪ ገዛ ክህልወኒ እየ ዝደሊ፡፡

እዚ ኣብ ምስሊ እንሪኦ ዘለና ሓወልቲ ኣክሱም እንትከውን ሓወልቲ ኣክሱም ከዓ ካብቶም ኣብ ቅርሳቅርሲ ዓለምና ክምዝገቡ ዝገበሮም እቲ ዋና ምክንያቱ ኣርቲክቸርን ህንፃ ስራሕትን እዩ። ስለ ኣነዉን ከምዚ ዓይነት ኣርቲክቸርን ህንፃ ስራሕትን ብጣዕሚ እየ ዝፈቱን ዘድንቅን።

እዚ ኣብ ምስሊ እንርእዮ ዘለና ካብ ዓይነታት ባህላዊ መስተ ሓደ ኾይኑ ሽሙ ድማ ስዋ ይብሃል። ስዋ ኣብ ኢትዮጵያ መብዛሕትኡ ግዜ ድግስ ክህልወና ኸሎ ዝስተ መስተ እዩ። ኣነ እዉን ስዋ ብጣዕሚ እየ ዝፈቱ።

ኣብዚ ምስሊ እንርእዮ ዘለና ርእሰ ጉዳይ ጫማ እዩ፤ ጫማ ካብቶም ንደቂ ሰባት ከም መጋየጽን ብእግሮም ንክጓዓዙን ዝጠቁሙና ኣእጋራት ሓደ እዩ። ከመይ ዓይነት ጫማ ክትረግፁ ከለኩም ብጣዕሚ ደስ ይብለኩም?

እዚ ምስሊ ናይ መብራህቲ ፀሓይ ሶላር እዩ መብራህቲ ኣብዘይብሉ ንጥቀመሉ እዩ።

እዞም ኣብ ምስሊ እንሪኦም ዘለና ኣትክልትን ኣሕምልት እንትኾኑ ኣብ ደገ ፃሓይ ተዘርጊሖም እዳተሽጡ እዮም ዝርከቡ። ኣነ ድማ ከምዚ ዓይነት ነገር ክሪኢ ከለኹ ደስ ኣይብለንን፣ ምክንያቱ ኣትክልትን ኣሕምልትን ፅርየቶም ክሕልው ስለ ዝግባእ::

እዚ ኣብ ምስሊ እንርእዮ ዘለና መምሃሪ ክላሰ እንትትከዉን ኣብ መምሃሪ ክላሰ ክማሉኡ ዝግብኦም ኩሉ ዘማለአ እዩ::ካበኡ ድማ ፅሩዩን ፅፉፉን እዩ ዝንዚሀ ኣነ እዉን ኣብ ከምዚ ዓይነት መምሃሪ ክላሰ ብጣዕሚ እየ ዘደሊ::

እዚ ኣብ ምስሊ ንርእዮ ዘለና ኣብ ኣዲስ ኣበባ ዝርከብ ናይ ኢትዮጵያ ብሔራዊ ሙዝየም እዩ፤ ኣብ ዉሽጡ ድማ ጥንታዉያንን መስሕብ ቱሪዝምን ዝኮኑ ቅርስታት ዝሓዘ እዩ:: ኣነ ዉን ናብ ዚ ቦታ ብምካድ ክጉብንዮ ብጣዕሚ እየ ዝደሊ።

እዚ አብ ምስሊ ንሪኦ ዘለና ብዕምበባታት ዘጋየፀ ገዛ እዪ። መብዛሕቲኡ ግዜ ድማ ድግስ ክህልወና ኢና ንጥቀመሉ እዪ። አነ ዉን ከምዚ ዓይነት መጋየፂ ዝተጋየፀ ገዛ ዘለዎ ድግስ ምኻድ ብጣዕሚ እዪ ደስ ዝብለኒ።

ኣብዚ ምስሊ እንሪኦ ዘለና ርእሰ ጉዳይ ብዛዕባ ሕጊ ኣክበርቲ እዩ፤ ሕጊ ኣክበርቲ ድማ ናይ ሓንቲ ሃገር ሰላምን ፀጥታን ሕጊ ዘክብሩ ኣካለት እዮም፡፡ ኣብ ኢ/ያ ሕጊ ኣክበርቲ ስርሖም ብኣግባቡ ሕጊ ይዋፅኡ ኣለው ኢልኩም ትሓስቡ ዶ?

እዘን ኣብ ምስሊ እንሪአን ዘለና ዓበይቲ ተሽከርከርቲ ናይ ፅዕነት ኮይነን ካብ ዓዲ ወፃኢ ከበድትን ብዙሓትን ዝኮኑ ኣቅሑ ክነእቱ ክንደሊ ከለና ናብ ዓዲ ውሽጢ ዝጠቅማና ተሽከርከርቲ እየን፡፡ ኣነ እውን ከምዚ ዓይነት ተሽከርከርቲ ደቂ ሰባት ክጥቀሙ ኣለዎም በሃሊት እየ፡፡

እዛ ኣብ ምስሊ እንርእያ ዘለና ማሽን መሳርሒት ማዕጺድ ትብሃል ፤እዚኣ ከዓ ንዝራእቲ ምዕጻድ ትጠቅመና፤ ግዜ ከዓ ብጣሚ እያ ትቁጥበልና ፤ኣነ ዉን ሓረስቶት ከምዚኣ ዝብለተ ማሽን ክጥቀሙ ኣለዎም በሃሊት እየ።

ኣብዚ ምስሊ እዚ ንሪኦ ዘለና ደርሁ ብቻ ዝሽየጠሉን ዝዕደገሉን ቦታ እዩ፡፡ ኣብዚ ሕዚ እዋን ደርሁ ብጣዕሚ እዮም ከቢሮም ዘለው፡፡ በዚ ምኽንያት ድማ ኣነ እውን ደርሆ ካብ ዝገዝእን ካብ ዝበልዕን ብዙሕ ጊዜ እየ ገይረ ዝንሄኹ::

ኣብዚ ምስሉ ንሪኦ ዘለና ርእሰ ጉዳይ ብዛዕባ ማሕበራዊ ሚድያ ዝገልፅ እዩ። ማሕበራዊ ሚድያ ዝበሃሉ ከምኒ ፌስቡክ ፣ኢሞ፣ ቴለ ግራም ፣ መሰንጀር ዝመሳሰሉ እዮም። ንስካትኩም ናይ ኣየናይ ማሕበራዊ ሚድያ ተጠቀምቲ ኢኩም?

እብዚ ምስሊ ንሬኦ ዘለና ርእሰ ጉዳይ ብዛዕባ መሳርሒ ዝገልፅ እዩ:: መሳርሒ ማለት ደቂ ሰባት ስርሖም ኣብ ምስራሕ ዝጥቀምሉ መገልገሊ ንብረት ወይክዓ ኣቅሓ ማለት እዩ። ኣብ ገዛኩም እንታይ ዓይነት መሳርሒ ኣለኩም?

እዚ ኣብ ምስሊ ንሪኦ ዘለና ናይ ኤለክትሮኒክስ ኣቕሓ ላዎንድሪ ይባሃል። እስካዕ ሕዚ ብትግርኛ ዝተዎሃቦ ስያሚ የለን። እዚ ከኣኒ ክዳን ንምሕፃብ ይጠቅመና። ግዜን ጉልበትን ወዲሰብ ከዓኒ ብጣዕሚ እዩ ዝቁጥብ። ኣነ እዉን ከምዚኣ ዝበለት ምሕፀቢት ክዳን ማሽን ኣብ ገዛይ ክትህልዎኒ ብጣዕሚ እየ ዝደሊ።

ኣብዚ ምስሊ እንሪኦ ዘለና ዘመናዊ መዝናነዪ ቦታ ኮይኑ ደስ በሃሊ ተክልን ቆልዑት ክፈትይዎም ዝክእሉ መፃወትታት ዝሓዘ እዩ። ኣነ ውን ኣንእሽተን ኣሕዋተይ ናብ ከምዚ ዓይነት መዝናነዪ ቦታ ወሲደ ከዝናንዮም ብጣዕሚ እየ ዝደሊ።

ኣብዚ ምስሊ እንሪኦ ዘለና ርእሰ ጉዳይ ብዛዕባ ንግድን ምትዕደዳግን እዩ። ንግድን ምትዕድዳግን ማለት ከዓኒ ምሻጥን ምግዛእን ማለት እዩ። ንስካትኩም ካበየንኡ ኢኩም ነገድቲ ደኩምስ ወይስ ዓደግቲ?

እዚ ኣብ ምስሊ ንሪኦ ዘለና ዝተቆለወ ቡና እዩ፡፡ ቡና ኣብ ኢትዮጵያ ብበዝሒ ዝስተ መስተ እዩ። ብጣዕሚ እዩ ድማ ጥዑም፣ መሱ ዉን ንኽንነቓሕ ይሕግዘና እዩ፡፡ ኣነ ውን ቡና ምስታይ ብጣዕሚ እየ ዝፈትው ስለዘንቀሐኒ።

ኣብዚ ምስሊ እንርእዮ ዘለና ርእሰ ጉዳይ ብዛዕባ ኣርማ እዩ። ኣርማ ማለት ዝተፈላለዩ ካምፓኒታት ክኾኑ ይክእሉ ድርጅትታት ዝፍለይሉ ምልክት መፍለዪ ምልክት ማለት እዩ። ናይ ብሄራዊ ኢትዮጵያ ንግድ ባንክ ኣርማ ትፈልጥዎ ዶ?

እዚ አብ ምስሊ ንሪኦ ዘለና ተምሃሮ እንዳተምሃሩ ዘርኢ ምስሊ እዪ። ሓደ ወዲ ሰብ ትምህርቲ ክመሃር አለዎ ምክንያቱ እንተ ተማሂሩ እዪ ዓዱ፣ ሀገሩ፣ ዓርሱን፣ ስድራ ቤቱን ክቅይር ዝክእል። አነ ዉን ተማሂረ ዓደይን ፣ቤተሰበይን፣ ንባዕለይን ክቅይር እየ ዝደሊ ።

እዚ ኣብ ምስሊ ንሪኦ ዘለና ናይ ቢሮ ኣቅሓ ኮይኑ ሽሙ ድማ ወንበር ይበሃ፤ እዚ ውንበር ከዓ ዘመናዉን ናብ ዝደለናዮ ቦታ ክነሽከርክሮን ወንበርን ምቾት ዘለዎ ወንበር እዩ እኒአ ፤ኣነ እዉን ኣብ ከምዚ ዓይነት ምቹው ወንበር ዘለዎ ቢሮ ክሰርሕ ብጣዕሚ'ዩ ዝደሊ ።

እዞም ኣብ ምስሊ ንሪኦም ዘለና ተኸተልቲ እምነት እስልምና ኾይኖም ኣብ መስጊድ ተኣኪቦም ብሰላምን ብፍቕርን ናብ ኣምላኾም እናሰገዱ ይርከቡ፡፡ ኣነ ውን ብዙሓት ሙስሊም መሓዙት ስለዘለዋኒ ብሰላምን ፍቕርን ምስእን ክነብር እየ ዝደሊ፡፡

ኣብዚ ምስሊ ንርእዮ ዘለና ርእሰ ጉዳይ ብዛዓባ ኣርማ እዩ፡፡ ኣርማ ማለት ዝተፈላለዩ ድርጅታት ይኹኑ ግልጋሎት ዝህቡ ነገራት መፍለይ ምልክት ማለት እዩ፡፡ ናይ ኣንበሳ ኢንተርናሽናል ባንኪ ኣርማ ትፈልጥዎ ዶ?

እዘን ኣብ ምስሊ እንሪኤን ዘለና መኻይን ኣብ መናሃርያ ተኣኪበን መንግስቲ ታሪፍ ዝወፀለን ዓበይቲ መኻይን እየን። አነ እዉን በዘን መኻይን እዚኣን ኩሉ ሻዕ እየ ዝኸይድ። ግና ብጣዕሚ ፈዛዛት ስለ ዝኾና በአኣን ክከይድ ደስ ኣይብለኒን።

እዚ ኣብ ምስሊ ንሪኦ ዘለና ናይ ሱፐርማርኬት ኣቕሓ ኾይኑ ሽሙ ድማ ሳሙና ይበሃል ሳሙና ከዓ ንመሕፀቢ ክዳን ይጠቅመና ኣነ እዉን ሳሙና ተጠቂምካ ኸዳን ምሕፃብ ብጣዕሚ እዩ ደስ ዝብለኒ ።

እዛ ኣብዛ ምስሊ ንሪኣ ዘለና ጓል ሞዴል ኮይና ፋሽን እንዳፋለጠት ትርከብ፡፡ ኣብዚ ሕዚ እዋን መብዛሕትአን ደቂ ኣንስትዮ ናይ ፋሽን ተኸተልትን እየን፡፡ ኣነ እውን ከምዚኦም ዝበሉ ናይ ፋሽን ቅድታት ክኽተል ብጣዕሚ እየ ዝደሊ።

እዚ አብ ምስሊ ንሪኦ ዘለና ሽሙ ጫማ ይበሃል። ካብ ቆርበት ዝተሰርሐ ጫማ እዩ ዝኒሀ መብዛሕትኡ ግዘ ደቂ አንስትዮ ንመዘነጢ ዝጥቀማሉ ጫማ እዩ። አነ እውን ናብ ዝተፈላለዩ ቦታ ክኸድ ከለኩ ከምዙይ ዓይነት ጫማ ገይረ ክኸይድ ደስ ይብለኒ።

እዚ ኣብ ምስሊ ንሪኦ ዘለና ናይ ደቂ ተባዕትዮ ጫማ ኮይኑ ካብ ቆርበት ዝተሰረሐ እዩ ። እዚ ጫማ እዚ ብጣዕሚ ጠንካራን ፅቡቑን እዩ። ኣብዚ ሐዚ እዋን መብዛሕትኦም ደቂ ተባዕትዮ ከምዚ ዓይነት ጫማ እናተጠቐሙ ይርከቡ። አነ እውን ንኣሕዋተይ ከምዚ ዓይነት ጫማ ብውህብቶ መልክዕ ክህቦም ብጣዕሚ እየ ዝደሊ።

እዚ አብ ምስሊ እንሪኦ ዘለና አቅሓ ናይ ሱፐር ማርኬት አቅሓ ኮይኑ ሳሙና ይበሃል። ሳሙና ድማ ነብስና ንምሕፃብ ክዳን ንምሕፃብ ይጠቅመና። አነ እውን ሳሙና ተጠቂመ ክዳንን ነብሰይን ክሕፀብ ብጣዕሚ እዩ ደስ ዝብለኒ።

ኣብዚ ምስሊ ንሪኦ ዘለና ርእሰ ጉዳይ ብዛዕባ ምግብታት እዩ፡፡ ምግብታት ካብቶም ንወዲ ሰብ ንኽነብሩ ዘድልዩዎም ነገራት እቲ ቀንድን ወሳንን ነገር እዩ፡፡ ንስኻትኩ እንታይ ዓይነት ምግቢ ምምጋብ ትፈትዩ?

ኣብዚ ምስሊ እንሪኦ ዘለና ርእሰ ጉዳይ ብዛዕባ መጋየፂ እዩ። መጋየፂ ከኣ ሰባት ክኮኑ ይክእሉ ዝተፈላለዩ ነገራት ፀቢቆምን ወቂቦምን ዝረኣየሉ መንገዲ እዩ። ንስካትኩም ከ እንታይ ዓይነት መጋየፂ ክትጥቀሙ ደስ ይብለኩም ።

እዘን ኣብ ምስሊ ንሪአን ዘለና ዓበይቲ ናይ ፅዕነት መኻይን እንትኾና እታ ሓንቲ መሬት እንትፍሕር እንትኸውን እታ ሓንቲ ድማ እቲ ዝተፋሕረ መሬት ካብ ሓደ ቦታ ናብ ካሊእ ቦታ ተጓዓዕዝ እያ፡፡ ኣነ እውን ደቂ ሰባት ከምዚ ዓይነት መኻይን ክጥቀማ ኣለዎም በሃሊት እየ፡፡

እዚ ኣብ ምስሊ እንርእዮ ዘለና ሓደጋ መንእሰያት ብዘይሕጋዊ መንገዲ ካብ ዓዶም ንምዉጻእ ኣብ ዝገበርዎ ጉዕዞ ዘጋጥሞም ሓደጋ እዩ። ኣነ እዉን ከምዚ ዓይነት ሓደጋ ክርእን ክሰምዕን ከለኹ ብጣዕሚ እየ ዘሓዝን።

እዚ ኣብ ምስሊ ንሪኦ ዘለና ናይ ዝተፈላለዩ ዓይነት ቴሌብዥን ሪሞት እንትኸውን ሪሞት ከዓ ኣብ ገዛና ናይ ቴሌብዥናን ናይ ረሲቨርናን ድምፂ ንምውሳኽን፣ ንምቕናስ ዝደለናዮ ዓይነት ሚዲያታት እንዳቐየርና ንኽንሪኢ ዝጠቕመና ናይ ኤሌክትሮኒክስ ኣቕሓ እዩ። ኣነ እውን ሪሞት ክህልወኒ ብጣዕሚ እየ ዝደሊ።

እዛ ኣብ ምስሊ ንሪኣ ዘለና ቀማሪት ትበሃል:: እዚኣ እውን ናይ ሒሳብ ስልሒታት ንምስላሕ ትጠቕመና። በተለይ ድማ ንተማሃራይ ብጣዕሚ ኢያ ተድሊ፣ ኣነ እውን ተማሃሪት ስለ ዝኮንኩ እዛ ቀማሪት እዚኣ ክትህልዎኒ ብጣዕሚ እየ ዝደሊ::

እዙይ አብ ምስሊ እንሪኦ ዘለና ናይ ፅሕፈት መሳርሒ ቢሮ ይበሃል። ቢሮ ድማ አብ ደፍተርና ይኹን አብ ካልኦት ወረቃቅቲ ፅሑፍ ንምፅሓፍ ይጠቕመና። አነ እዉን ተምሃሪት ከም ምዃነይ መጠን ናይ ቢሮ ተጠቃሚት እየ።

እዛ ኣብ ምስሊ እንርእያ ዘለና ካብ ባህላዊ መጓዓዝታት ሓንቲ ኮይና ሽማ ድማ ጋሪ ትብሃል፤ ኣብዛ ምስሊ እንርእያ ዘለና ጋሪ ተጠቂሞም ጀሪካናት ማይ ካብ ሓደ ቦታ ናብ ካሊእ ቦታ እንዳጓዓዓዙ ይርከቡ እዚ ከዓ ፅቡቅ መጓዓዓዚ ሜላ እዩ።

እዚ ኣብ ምስሊ እንሪኦ ዘለና ተፈጥሮኣዊ መዝናነይ ቦታ እዩ ብተፈጥሮ ዝፈልሐ ማይ ዝረከበሉ ቦታ እዩ ኣብ ዓፋር ድማ ይርከብ፡፡ ኣነ እውን ከምዚ ዓይነት ተፈጥሮኣዊ ቦታ ከይደ ክዝናነ ብጣዕሚ እየ ዝደሊ፡፡

እዚ ኣብ ምስሊ እንሪኦ ዘለና መንበሪ ገዛ እንትትከውን ንላዕሊ ቡዝሓት ገዛውቲ ስለዝኒኣእውዎ ብዙሓት ሰባት ብሓደ ግዜ ከንብር ዝኽእል ናይ ሓባር መንበሪ ገዛ እዩ። እዚ ከምዚ ዓይነት ገዛ መሬት ቆጣቢ ስለዝኮነ ክበዝሕ ኣለዎ በሃሊት እየ። ኣነ እውን ኣብ ከምዚ ዓይነት ገዛ ክነብር ይደሊ እየ።

እዚ አብ ምስሊ እንሪኦ ዘለና ካብ ኣትክልትን ኣሕምልትን ሐደ ኮይኑ ሽሙ ድማ ድንሽ ይበሃል። ድንሽ ካፍቶም ካርቦሃይድሬት ዝህቡና ምግብታት ሐደ እዩ። አነ እዉን ድንሽ ብፀብሒ ተሰሪሑ ክበልዖ ኸለኩ ብጣዕሚ እዩ ዝጥዕመኒ።

እዛ ኣብ ምስሊ ንሪኣ ዘለና መሳሪሒት ኣብ ሕርሻን ግብርናን ንጥቀመላ መሳሪሒት ኮይና ዘራእቲ ንምዕፃድ ትጠቕመና ሽማ ድማኒ ናይ እኽሊ መዕፀዲት ትባሃል፡፡ ኣነ ውን ከምዚ ዓይነት መሳርሕታት ሓረስታይ ክጥቀመሎም ኣለዎ በሃሊት እየ፡፡

እዚ አብ ምስሊ ንሪኦ ዘለና ዜና ኮይኑ እቲ ዜና ድማ ብዛዕባ ትራምኘ ክገዝኦ እየ አብ ዝበልዎ ሓምለዋይ ቦታ እስራኤላውያን ምስፋር ይኽእሉ ዝብል ሓሳብ ናይ ኢራን ዝገልፅ እዩ። አነ እውን ከምዚ ዓይነት ዜና ምስማዕ ብጣዕሚ እዩ ደስ ዝብለኒ።

እዚ ኣብ ምስሊ እንርእዮ ዘለና እንዳ መስተ እንዳ ቡና እዩ። ቡና ድማ ካብቶም ኣብ ኢትዮጵያ ዝርከቡ ባህላዊ መሰተታት ሓደ እዩ። ኣነ እዉን ቡና ክነቅሕ ስለ ዝገብረኒ ቡና ብጣዕሚ እየ ዝሰቲ።

እዚ ኣብ ምስሊ ንርእዮ ዘለና ናይ ገዛ ኣቕሓ ቻርጀር ይበሃል። እስካብ ሐዚ ብትግርኛ ዝተዋህቦ ስያሜ የለን። እዚ ኣቕሓ ድማ ሞባይልና ባትሪ ክትውድእ ከላ ክንመልእ እንጥቀመሉ ኣቕሓ እዩ። ኣነ እውን ሞባይለይ ክትውደአኒ ባትሪ ስለዘይደሊ ኩልሻዕ እዚ ኣቕሓ ይጥቀመሉ እየ።

እዞም ኣብ ምስሊ እንሪኦም ዘለና ኣትዮጵያ ብባህላዊ ኣቁሑ እትፍለጠሎም ኣቁሑታት እዮም። ጀበና፣ ስፈ፣ ወርቂ፣ መሶብ እና ፍንጃል እዮም እኔዉ። አነ እዉን እዞም ኣቁሑት እዚኦም ባህሊ ዓደይ ብምኳኖም ክጥቀመሎም ከለኩ ደስ እዩ ዝብለኒ።

እዚ አብ ምስሊ እንሪኦ ዘለና ካብ ዓይነታት መስተ ሓደ ኮይኑ ሽሙ ድማ አረቂ ይበሃል። አብ ትግራይ አረቂ መብዛሕትኡ ሰብ ድግስ እንድሕር ተፀዊዑ ንንዳሰብ ሒዝዎ ዝኸይድ መስተ እዩ ። አነ እውን ከምዚኦም ዓይነታት መስተ ናብ እንዳ ሰብ ሒዝካ ምካድ ደስ እዩ ዝብለኒ።

እዚ ኣብ ምስሊ ንርእዮ ዘለና መሳርሒ ፋስ ይበሃል ፋስ ድማ ኣእዋም ንምቁራፅን ዕንጨይቲ ንምፍላፅን ይጠቕመና ንምሓዝን ንምጥቃምን ድማ ቀሊል እዩ:: ኣነ እውን ከምዚ ዓይነት መሳርሒ ኣብ ገዛይ ክህልወኒ ብጣዕሚ እየ ዝደሊ::

እዚ ኣብ ምስሊ ንርእዮ ዘለና ናይ ስፖርማርኬት ኣቐሓ ኮይኑ ሕሩጭ ፀባ እዩ ።እዚ ድማኒ ንዓበይትን ኣናኣሽተንን ዝኸዉን ናይ ሕሩጭ ፀባ እዩ ።ኣነ ድማኒ እዚ ፀባ እዚ ብጣዕሚ እየ ዝፈትዎ።

እዚ ኣብ ምስሊ እንሪኦ መዝናነይ ቦታ እንዳ ፑል ይብሃል፡፡ እዚ ድማኒ ተፃወቲ ነዘን ኣናእሽቲ ፃዓዱ ኩዕሾታት ብዋልታ ብምውቃዕ ናብዛ ጉድጓድ ብምእታው ዝግበር ፀወታ እዩ፡፡ ኣነ እውን ከምዚ ዓይነት እናተፃወቱ ክሪኢ ከለኩ ብጣዕሚ እዩ ደስ ዝብለኒ፡፡

እዛ አብ ምስሊ እንሪኣ ዘለና ናይ ኢሌክትሮኒክስ አቕሓ ሰብ አልባ ነፋሪት ኮይና ካሜራ ንምቅራፅን ትጠቅም። መብዛሕትኡ ግዜ አብ እኩብ ብዙሕ ሰብ ዘለዎን ንምቅራፅ ዘይምቹ ከዓነ ንምቅራፅ ትጠቅመና። ከምዚ ዓይነት ቴክኖሎጂ ከዓ ብጣዕሚ እየ ዘደንቕ።

እዚ ኣብ ምስሊ እንሪኦ ዘለና መንበሪ ገዛ ኮይኑ ብጣዕሚ ደስ በሃልን ሰሓብን እዩ፡፡ መበዛሕትኡ ሰብ ድማ ከምዚ ዓይነት ገዛ ክህልዎ ይደሊ፡፡ ኣነ እውን ኣብ ቀፃሊ ከምዚ ዓይነት ፅቡቅ ገዛ ክህልወኒ እየ ዝደሊ፡፡

እዞም ኣብ ምስሊ ንሪኦም ዘለና ናይ ኣቁሑት ገዛ ካብ ዕንጨቲ ዝተሰሑ ማንካ ወይ ከዓ ሙድዋ እዮም እዚኦም መብዛሕቱ ግዘ ካብ ዕንጨቲ ስለ ዝተሰርሑ ኤለትሪክ ኣየመሓላልፉን ኣነ እዉን ኤለትሪክ ስለ ዘየመሓላልፉ ብዙሕ ግዘ በዚኦም ጌርካ ምድዋ ጌርካ ምጥቃም እዩ ደስ ዝብለኒ።

እዞም ኣብ ምስሊ ንሪኦም ዘለና ስድራቤት ብባህሊ ዓዶም ፀቢቆም ኣደ፣ ኣቦ ና ምስ ክልተ ደቆም እዮም፤ ኣነ እዉን ምስ ስድራ ቤትይ ከምዚ ኢልካ ፅቢቅካ ስእሊ ምልዓል ብጣዕሚ'የ ዝፈቱ።

እዚ አብ ምስሊ እንሪኦ ዘለና ፅቡቅ ጫማ ናይ ደቂ አንስትዮ እንትኸውን መብዛሕትኡ ግዘ ድማ ደቂ አንስትዮ ድግስ ወይ ድማ ናብ ፉልይ ዝበለ ቦታ ክኸዳ ከለዋ ዝመርፅኦ ጫማ እዩ። አነ እውን ከምዚ ዓይነት ጫማ ክህልወኒ ብጣዕሚ እየ ዝደሊ።

እዚ ኣብ ምስሊ ንሪኦ ዘለና ሓወልቲ ጥንታዊ ሓወልቲ ኣኽሱም እዩ። እዚ ሓወልቲ ድማ ናይ ቀደም ወለድና ብኣርክቴክቸርን ህንፃ ስራሕን ከመይ ብሉፃት ከም ዝነበሩ ዘርኢ እዩ። በዚ ምኽንያት እዉን እዩ ኣብ ቅርሳቅርሲ መዝገብ ዓለም ተመዝጊቡ ዘሎ። ኣነ እዉን ነዚ ቦታ ክግዉንዮ ብጣዕሚ እየ ዝደሊ።

እዛ ኣብ ምስሊ እንርእያ ዘለና ናይ ጽሕፈት መሳርሒ ቀማሪት ትብሃል፤ እዚኣ እዉን ዝተፈላለዩ ናይ ሒሳብ ስሊሕት ክነስልሕ ትጠቅመና እያ፤ በተለይ ድማ ንተምሃራይ ብጣዕሚ እያ ተድሊ፤ ኣነ ዉን ናይዛ ቀማሪ እዚኣ ተጠቃሚት ክከዉን ብጣዕሚ እየ ዝደሊ።

እዛ አብዚ ምስሊ ንሪአ ዘለና ጓል ተንስተይቲ ፅቡቅ ቅዲ ዘለዎ ፋሽን ክዳን ተኸዲና አላ። አብዚ ሕዚ እዋን መብዛሕቲአን ደቂ አንስትዮ ናይ ፋሽን ተኸተልቲ እየን ዝኒአዋ። አነ’ውን ናይ ፋሽን ተኸታሊት ክኸውን እየ ዝደሊ።

እዚ ኣብ ምስሊ ንሪኦ ዘለና ዘመናዊ ፃዕዳ ጫማ ምችውን ፅቡቅን ኮይኑ ጉዕዞ ንክንጉዓዝን ሰሓብቲ ኮይና ንክንርአ ይሕግዘና። ኣነ እውን ከምዚኦም ዝበሉ ፅቡቓት ጫማ ክህልውኒ ብጣዕሚ እየ ዝደሊ።

እዚ ኣብ ምስሊ ንረእዮ ዘለና ኣወዳትን ኣጓላትን ብባህላዊ መሳርሕታት አንዳሳዕስዑ እዩ። ኣነእውን ብባህላዊ መሳርሕታት ምስዕሳዕ ምፅዋት ብጣዕሚ እየ ዝፈቱ።

እዞም ኣብ ምስሊ ንሪኦም ዘለና ኣትክልትን ኣሕምልትን ይበሃል፤ እዞም ኣትክልትን ኣሕምልትን ንሰዉነትና ዘድልዩ ቫይታሚናትን እና ንጥረ-ነገራት ዝሓዙ እዮም ፤ክትበልዕም ድማ ብጣዕሚ ጥዑማትን ዘየሰልቹውን እዮም ፤ኣነ እዉን ከምዚኦም ዝበሉ ኣትክልትን ኣሕምልትን ክበልዕ ከለኩ ብጣዕሚ እዩ ደስ ዝብለኒ።

እዝይ ኣብ ምስሊ እንሪእዮ ዘለናን ናይ ኢትዮጵያ ንግድ ባንክ ኣርማ እዩ። ኢትዮጵያ ንግድ ባንክ ናይ መንግስቲ ባንክ ኮይኑ ገንዘብ ምቅባልን ንምልኣክን ይጠቅመና። ኣነ እውን ተጠቃሚት ኢትዮጵያ ንግድ ባንክ ብምኮነይ ሕጉስቲ እየ።

እዚ አብ ምስሊ እንሪኦ ዘለና ዉቅር ኣብያተ ክርስትያን ላሊበላ እዩ። እዙ ዉቅር ቤተ ክርስቲያን እዚ ንምርኣይ ካብ ዉሽጢ ዓዲን ወፃእን ብዙሓት ሰባት ናብቲ ቦታ ይከዱ እዮም። እዙይ ድማኒ ኣብ ክልል ኣምሓራ ዝርከብ ቤተ ክርስቲያን እዩ። አነ እዉን ብአካል ክይደ ተዝሪኦ ብጣዕሚ ደስ ምበለኒ።

ኣብዚ ምስሊ ዝኒሀ መሰረተ-ልምዓት ፅርግያ እዩ፡፡ ዝተስተኻኸለ ፅርግያ ድማ ሓደጋ ንኸይበዝሕን መንገድና ስሉጥን ሰላማውን ንኽኸውን ይሕግዘና፡፡ ኣነ እውን ብኸምዚ ዓይነት መሰረተ-ልምዓትን ዝተስተኻኸለ ፅርግያ ዘለዎ መንገዲ ምኻድ ብጣዕሚ እዩ ደስ ዝብለኒ፡፡

እዞም ኣብ ምስሊ ንሪኦም ዘለና መዝናነዩ ቦታታት ተፈጥራኣዊ ቦታታት ኮይኖም ነናይባዕሎም መገረምን ደስ በሃልን ገፅታ ዘለዎም እዮም፡፡ ኣነ እውን ኣብ ከምዚኦ ዝበሉ ተፈጥሮኣዊ ቦታታት ከይድካ ምዝንናይ ብጣዕሚ እየ ዝፈቱ፡፡

እዚ ኣብ ምስሊ እንሪኦ ዘለና ጫማ ናይ ደቄ ኣንስትዮ ጫማ ኾይኑ ዝተወሰነ ኽፋሉ ካብ ቆርበት ዝተሰርሐ እዩ:: እዚ ጫማ እዚ መብዛሕተኤን ደቂ ኣንስትዮ ንመዘነጢ ይጥቀማሉ:: ኣነ እዉን ከምዚኦም ዝበሉ ዓይነት ጫማ ምቹዋትን ደስ ባሃልትን ስለዝኾኑ ክህሉዉኒ ብጣዕሚ እየ ዝደሊ::

ኣብዚ ምስሊ እንሪኦ ዘለና ወዲ ተባዕታይ ፋሽን ተከታሊ እዩ፡፡ ኣብዚ ሕዚ እዋን መብዛሕቲኦም ደቂ ተባዕትዮ ናይ ፋሽን ተከተልቲ እንዳኮኑ እዮም፡፡ ኣነ እዉን ናይ ፋሽን ተከታሊ ዝኮነ ወዲ ተባዕታይ ብጣዕሚ እዩ ዝማርከኒ፡፡

እዚ ኣብ ምስሊ እንሪኦ ዘለና ናይ ስፖር ማርኬት ኣቕሓ ኮይኑ ጨርቂ ሽንቲ ቆልዓ ይበሃል። እዚ ጨርቂ ሽንቲ እዙይ ከዓነየ እህፃውንቲ ሽንቶምን ፍታኖምን ናብ ክዳኖም ከይነከኣ ንቡዙሕ ሰዓታት ክፀንሕ ዝገብር እዩ። ኣነ እውን ህፃውቲ ዘለውዎም ቆልዑ ክምዚ ጨርቂ ሽንቲ ክጥቀሙ ይመክር።

እዚ ኣብ ምስሊ እንሪኦ ዘለና ምዝናንይ ቦታ ብጣዕሚ ደስ ዝብልን ኣትክልቲ ዘለዎን ኮይኑ ፈሳሲ ማይ እውን ዘለዎ እዩ። ኣነ እውን ከምዚ ዓይነት ቦታ መዝንናይ ብጣዕሚ እየ ዝፈቱን ክከይድ እውን ዝደሊ።

እዚ ኣብ ምስሊ ንርእዮ ዘለና መጋየፂ ወርቂ ይበሃል። መብዛሕትኡ ግዜ ድማ ደቂ ኣንስትዮ ናብ ድግስ ውራይ ክህልወን እንከሎ ደሚቐንን ፀቢቐንን ንምርኣይ ዝገብረኦ መጋየፂ እዩ። ኣነ እውን ከምዚኦም ዓይነት መጋየጺ ክህልወኒ ብጣዕሚ እየ ዝደሊ።

እዞም ኣብዚ ምስሊ እንሪኦም ዘለና መናእሰያት ካብ ዓዶም ብዘይሕጋዊ መንገዲ ንምውፃእ ብባሕሪ ዝገብርዎ ጉዕዞ እዩ፡፡ ኣነ ግን ከምዚ ዓይነት ዘይሕጋዊ መንገዲ ክቀሪ ኣለዎ እየ ዝብል ምክንያቱ ብጣዕሚ ሓደገኛ ስለዝኮነ፡፡

እዚ ኣብ ምስሊ ንሪኦ ዘለና መጋየፂ ብዕንቁታት ዘጋየፅ እንትከዉን ናይ ክሳድ እና ናይ እዝኒ እዩ ዝኒአ ኣነ እዉን ከምዚኦም ዓይነት ናይ ክሳድ ናይ እዝንን ፅቢቀ ምእንታን ክረአ ብጣዕሚ'የ ክህልወኒ ዝደሊ።

እዚ ኣብ ምስሊ እንሪኦ ዘለና ካብ ኣትክልትን ኣሕምልትን ኮይኑ ሽሙ ድማ ቀይሕ ሽጉርቲ ይብሃል፡፡ ቀይሕ ሽጉርቲ ዝተፈላለየ ዓይነት ፀብሒ ንምስራሕ ካብቶም ዘድልዩና ንጥረ ነገራት ሓደ እዩ፡፡ ኣነ እውን ቀይሕ ሽጉርቲ ዘለዎ ፀብሒ ክበልዕ ከለኩ ብጣዕሚ እዩ ደስ ዝብለኒ፡፡

እዛ ኣብ ምስሊ ንሪኣ ዘለና ባህላዊት መጓዓዓዚት ኮይና ሽማ ድማ ጋሪ ትበሃል፡፡ ጋሪ ዝተፈላለዩ ፅዕነታት ካብ ሓደ ቦታ ናብ ካሊእ ቦታ ንምብፃሕ ትጠቕመና፡፡ ኣነ እውን ካብ ብሰብ ዝተፈላለዩ ፅዕነታት ምሽካም ብኸምዚኦም ዓይነት ባህላዊ መጓዓዓዚ ምጥቃም ኣድላዪ እዩ በሃሊት እየ፡፡

እዚ ኣብ ምስሊ እንሪኦ ዘለና ካብ ዕንፀይቲ ዝተሰርሐ መደያይቦ ኮይኑ ጥቕሙ ድማ ካብ ታሕተዋይ ደብሪ ናብ ላዕለዋይ ደብሪ ክንከይድ ይሕግዘና ኣነ ውነ ከምዚ ዓይነት መደያይቦ ዘለዎ ገዛ ክህልወኒ ይደሊ እየ።

እዛ ኣብ ምስሊ ንሪኣ ዘለና ናይ ገዛ ኣቕሓ ናይ ኤሌክትሮኒክስ ኣቕሓ ኮይና ደው ኢልና ከይደነንና ጓሓፍ ንምልዓልን ገዛና ንምፅራግን ትጠቕመና፡፡ ኣነ ውን ከምዚኣ ዝበለት ስራሕ መቕለሊት ዝኾነት ኣቕሓ ኣብ ገዛይ ክትህልወኒ ብጣዕሚ እየ ዝደሊ፡፡

ኣብዚ ምስሊ ንሪኦ ዘለና ካብ ባህላዊ ዓይነታት መስተ ሓደ ኮይኑ ሽሙ ድማ ስዋ ይበሃል፡፡ ስዋ መብዛሕትኡ ህዝቢ ኢትዮጵያ ድግስ ክህልዎ ከሎ ዝፀምቆ እዩ፡፡ ንኽትሰትዮ ድማኒ ምቑር እዩ፡፡ ኣነ እውን ስዋ ብጣዕሚ እየ ዝፈቱ፡፡

ኣብዚ ምስሊ ንሪኦ ዘለና ማሽን መሳርሒ ሕርሻ ኮይኑ ትራክተር ይበሃል እዚ ትራክተር ድማ ንምሕራስ ንምዝረእ እና ዝራእቲ ንምግፋፍ ይጠቕመና። ኣነ እውን ከምዚኦም ዝበሉ ማሽናት ሓረስታይ ክጥቀም ኣለዎ ባህሊት እየ ምኽንያቱ ግዜን ጉልበትን ስለዝቑጥቡ።

እዚ ኣብ ምስሊ እንሪኦ ዘለና አቅሓ ናይ ስፖር ማርኬት አቅሓ ኮይኑ ኣብ ፕላስቲክ ዝተኣሸገ ፀባ እዩ እኒአ ።ኣነ ድማ ፀባ ብጣዕሚ ስለ ዝፈቱ ናይ ላሕሚ ፀባ ኣብ ዝሰኣንኩሉ ግዜ እዚ ናይ ፕላስቲክ ፀባ እየ ዝጥቀም። ብጣዕሚ ደስ ኢሉኒ እየ ድማ ዝሰትዮ ።

እዝ ኣብ ምስል ንርእዮ ዘለና ኣገልግል ብስተፈላለዮ ኅብርታት ዝተሰፈየን ዘጋየ ጸን እንትትኮውን እዝ ድማ ዓመት ብዓል ኣብ ድኣሙት ክኸውን እከሎ እንጀራ ተኣኪውና ምስ ቤተ ሰብና ንምብላዕ ይጠቕመና። ኣነ እውን ኣው ደኣመት ክኸውን እከሎ ብኣገልግል ጌርካ እንጀራ ምብላዕ ብጥዕሚ እዩ ደስብለኒ።

እዞም አብ ምስሊ እንሪኦም ዘለና ስድራ ቤት ፅቡቓትን ሕጉሳትን ጓልን ወድን ተመርዕዮም ሓዳር ዝገበሩ ሰብአይን ሰበይትን እዮም። አነ እውን አብ ቀፃሊ ሂወተይ ከምዚ ዓይነት ሕጉስ ናብራ ክህልወኒ እየ ዝደሊ።

ኣብዚ ምስሊ ንሪኦ ዘለና መሰረተ ልምዓት ቤት ትምህርቲ እዩ ቤት ትምህርቲ ካብቶም ማሕበረሰብ ዘድልዩ መስረተ ልምዓት ቀንዲ ነገር እዩ ምክንያቱ ዝተምሃረ ማሕበረሰብ እዩ ሃገር ክቅይር ዝኽእል ኣነ እዉን ተምሃሪት ካብ ምዃነይ መጠን ሃገረይ ተማሂረ ክቅይራ እየ ዝደሊ ።

እዚ ኣብ ምስሊ እንሪአ ዘለና ቦታ መሸጥን መዐደጊን ኮይኑ ኣብዚ ቦታ እዚ ዝበዝሕ ግዜ ቅመማ ቅመም እዮም ዝሽየጡን ዝግዝኡን፡፡ ኣነ እውን ኣብ ከምዚ ዓይነት ናይ ቅመማቅመም ቦታ ከይድካ ቅመም ምግዛእ እየ ዝፈቱ፡፡

እዛ ኣብ ምስልን ርኣ ዘለና ተሽከርካት ብመኽንያት ተስተሓኸለ ጽርግያ ዘይምህላዉ ኣብ መንገዲ ጠጦብ ኢያይ ላ ዝኒኣ ኣነ ድማኒ ከምዛ ዓይነት ነገር ክርእኸለኾ ብጣዓሚ እየ ዝሓዘ።

እዚ ኣብ ምስሊ እንርእዮ ዘለና ዘመናዊ መዝናነይ ቦታ ኾይኑ ብጣዕሚ ጽብቕን ኣትክልቲ ዘለውን ቦታ እዩ። ብዙኃት ሕፃውንቲ ድማ ሸለውላጋ እንዳተጽዋቱ ይርከቡ። ኣነ እውን ኣነእሽተን እሕዋተይ ኣብዚ ቦታ ኸይደ ከዝናንዮም ብጣዓሚ እየ ዝደሊ።

እዞም ኣብዝ ምስልን ርእዮም ዘለና ማኃበረሰም ብሰላምን ብፍቕርን ተኣኪቦም ድግሥ እንዳሕለፉ ይርከቡ ኣነ እውን ኣብ መንድርና ብሓደ ተኣኻኺቡና ብሰላምን ብፍቕርን ድግሥ ክንሕልፍ ብጥዕሚ እየ ዝደሊ።

እዘን ኣብ ምስልኒርአን ዘለና ተምሃሮ ብሓደ ኾይንን እንዳጽንዓ ይርከባ ብሓደ ኾይንካ ምጽናዕ ሓሳባትካ ስለ እትለዋወጥ ትምህርቲ ብቐሊል መንገድን ክርድአካ ዝሕግዝ እዩ ኣነእውን ኲሉሻዕ ምስ ደቂ ኽላሰይ ከምዚ ልካ ብሓባር ኴንካ ምጽናዕ ብጣዕሚ እዩ ደስብለኒ

እዝ ኣብ ምስልኒርዮ ዘለና ሶፋ ብዕምበባታት ዘጋየ እፅን ደስ ዝብልን ሰሓብን እዩ ኣብዝ ሶፋ እዝ ድማ ኸፊልካ ውዓል እዩ ዝመጸካ ኣነ እውን ከምዝ ዓይነት ሰፋ ኣብ ገዛይ ክህልወኒ ብጠዕሚ እየ ዝደሊ

እዛ ኣብ ምስልንርኣ ዘለና ጽበት መኪና ብመጋየዝታት ተጋይጸ ኣላ እዚኣ ኸዓንን እትፈትወ ሰብ ውህብቶ ኽትህብክ ኣለኻ ከምዛ ዓይነት መጋይጽ ተ ጠቒምካ ክትህይወት ኽእል ኸ ኣነውን ቤተ ሰበይ ከምዚኣ ዓይነት ተጋየጸት መኪና ውህብቶ ኽህቦም ብጣዕሚ እየ ዝደሊ።

ኣብዝ ምስሊ ንርእዮ ዘለና መጋይ ጺፍ ሹሙ ብሩር ይበሃል ብሩር ድማኒ ጸቢቕናን ደሚቕናን ኽንድረ ዝገብረናዩ ብሩር ተደሊና ኣብ ክሳድናት ደሊና ቢድና ተደሊናብ እዝኒና ኽንጐብሮንኽእሊኢና ኣነእውን ከምጺኦም ዓይነት ቡሩር ክህሉውኒ ብጣሚ እየ እዝደል

እዛ ኣብ ምስሊ ንሪኣ ዘለና ናይ ገዛ ኣቕሓ ኾይና ዝተፈላለይ ብኢድ ኽንከትፎም ዝግበአና ኣስቤዛ ብቕልጡፍ ትኸትፈልና ማሽን እያ፡፡ ኣነ እውን ከምዚኤን ዓይነት ማሽን ክህልዋኒ ብጣዕሚ እየ ዝደሊ፡፡ ምኾንያቱ ጊዜ ስለ ችቁጡብ፡፡

ኣብዝ ምስሊ ንርእኦ ዘለና መፋለጢ ጀቶር ዳሽን ክልተሻን እስራን ሠለስተን ዝበሃላ ዓይነት መኪና ኣብ ሸገር ናይ መኪና ዕዳጋ ኸም ዝርከባን ኣድራሽኡ ድማ ኣዲሳባ ኢቶጴያን ከም ዝኾነ ዝሕብር እዩ ኣነ እውን ከምዙይ ዝበለ መፋለጢ ብጣዕሚ እዩ ዝምስጠኒ::

እዝ ኣብ ምስሊ ንርእዮ ዘለና መንበሪ ገዛ ኾይኑ ብጥዕ ሚ ሰሓብን ደስቢሃልን እዩ መዙሐትኡ ሰብ ድማኒ ከምዝይ ዓይነት ገዛ ክህልዎ ይደሊ ኣነእውን ኣብ ቀጸሊ ሕይወተይ ኸምዘይ ዓይነት ጽቡቕን ሰሓብን ገዛን ክህልወኒ ይደሊ እየ::

እዛ ኣብዝ ምስልነርያ ዘለና ናይ በረኻ እንስሳ ቐጭነት በሃል ክሳዳ ብጥዕ ምኖዊኂን ሰሓብ ዝኾነ ይንጕርጕር ከለርን ዘለዋ እያ ኣነእውን እዛ እንስሳ እዚኣ ብጥዕዕም እያ ኽርእያ ዝህንጠ።

እዙ ኣብ ምስል ኒርእዮ ዘለና ካብ ዓይነታት ስፖርት ሓዶ ኾይኑ ዂዑሶ መርበብ ይበሃል። እዝ ድማ ኣብ መንጎ ኽልተ ጕጅለ ዂዑሶ ኢድ ብኢድ ተቓባበልካት ዝጽወት ጸወታ እዩ። ኣነ እውን ከምዛ ዓይነት ጸወታ ዝጸወቱ ስፖርተኛታት ክርኢ ብጠዕሚ እዩ ደስብለኒ።

እዙ ኣብ ምስሊ ንርእዮ ዘለና ብ መጋይጺ ናይ እዝኒ ይበሃል። ደቂ ኣንስትዮ መብዛሕቲኡ ጊዜ ኣብእዝነን ብምግባር ፀቢቐንን ወቂበንን ንምርኣይ ዝጥቀማሉ መጋየጽ እዩ ኣነ እውን ከምዙይ ኣብ ዓይነት ናይ እዝንታት ብዙሓት እዮም ዘለዉኒ።

ተኸተልቲ እምነት ኦርተዶክስ ኮይንን ጥዋፍ ብምብራህ ኣብ በታርስያን ንዝጋብሔርን ምስጋና እንዳ ኣቕረባ የርከባ ኣነ እውን ኣብ ዓብዪ ብዓላት ናብ በታርስያን ብምኻድ ጥዋፍ ምብራህ ብጣዕሚ እዩ ደስብለኒ።

እዙ ኣብ ምስልን ንርዮ ብለኒ። መጋየጺ ነፋሒቶ ይበሃል ነፋሒቶ ድማኒ ዝተፈላለይ ድግሳትን ዝተፍለየ ፕሮግራም ክህልወና ኸሎ ገዛና ኸብ መጋየጺ ንጥቆመሉ እዩ። ኣነ እውን ኣብ መዓልቲ ውሉደተይን ኣብ ናይ ሕዋተይውልደትን ነፋሒቶ ተጠቒመ ገዛይ ከጋይጽደስ ብለኒ።

እዞም ኣብ ምስልን ርእዮም ዘለና ዓይንታት መስተኾይኖም ቀይሕ ወይንን ፃዕዳ ንን እዮ ወይኒ ድማ ኻብቶም ዕድሚየናዊፍእዩውቶውሂሉ ዝእመኖሎም መስተታት ሓደ እዩ ኣነውን ወይኒ ምስታይብ ጣዓሚ እየ ዝፈቱ።

አዛ ኣብ ምስሊ ንሪኣ ዘለና ጓልተንስተይቲ ናይ ፋሽን ተኸታሊት እያ፡፡ ኣብዝሕዚ እዋን ብዙሕት ደቂ ኣንስትዮ ናይ ፋሽን ተኸተልቲ እየን ዝኒሄዋ፡፡ ኣነ ውን ከምዙይ ዓይነት ናይ ፋሽን ተኸታሊት ጓል ክኸውን እየ ዝደሊ፡፡

።እዝ ኣብ ምስልን ርዮ ዘለና ዜና ኣውታር ኮይኑ እቲ ዜና ድማ ብዛዕባ ካብ ሰማንያ ሚል ዮን ዶላርን ኣለዕሊ ዋጋ ዘለዋን ናይ እሜሪካ ኤፍሳሳን ኃሙሽን ናይ ውጋ ኣውሎጵላን ምሕምሻት ትገልጽ እዩ ኣነ ድማ ኸምዙይ ዓይነት ምሕዘኒ ዜና ኽሰምዕኸለኹ ብጥዕሚ እዩ ዝድብረኒ።

እዙ ኣብዝ ምስሊ ንርእዮ ዘለና ብዕምበዋታታህትን ዝተፈላለዩ መብራህትን ተጋይጹ ዘሎ ገፃ እዩ መውሳሕተ ጊዜ ከምዚኣ ዓይኖት ዝተጋዮ ጽገታታት ኣብ ድግሥ እዋን ኢናን ጥቆሙ ኣሎ ኣነውን ከምዙ ዓይነት መጋይቲ ዘለዎ ድግሥ ምኻድ ብጣሚ እየ ዝፈቱ

እዞም ኣብ ምስሊን ርእዮም ዘለና መጋየጽእታት ስፈ ወርቂ መሠው ግያቦም ባህላዊ መጋየት ጽጣት ኮይኖም ዝተፈላለየ ድግሥ ክህልወናኸሎ እንጥቆመሎም መጋየጽታት እዮም ኣነውን ከምዚኦም ዓይነት መጋየጽታት ኣጠቕምካ ገዛኻ ምገያጽ ብጣዕሚ እዩ ደስ ዝብለኒ

እዛ ኣብ ምስልን ርኣ ዘለና ካብ ባህላዊ መጕዓ ሲታት ሓድቶ ኾይና ሹማ ድማ ጋሪ ትበሃል ኣብዛ ምስልን ርያ ዘለና ጋሪ ሰብ ብዙሓሰባት ካብ ሓደ ቦታ ናካል ቦታ የኸዱሎ ኣለዉ ከምዚይኣም ዓይነት መጕዓ ዙታት ድማ ብጣዕመ ኣገደስቲ እዮም

እዚ ኣብዚ ምስል እንርእዮ ዘለና ኣቕሓ ኣብ ገዛን ኣብ ቢሮን ክንጥቆመሉ ንኽእል ኮይኑ ሹሙ ድማ ሶፋ ይበሃል። ሶፋ ኸዓ ከፍ ንኹትብሎ ምችውን ደስ በሃልን እዩ። ኣነውን ከምዙይ ዝበለ ሶፋ ኣብ ገዛይ ክህልወኒ ብጣዕሚ እየ ዝደሊ።

እዛ ኣብ ምስልን ርኣ ዘለና የተቖለፈ በት ቁልፍ ዘርእስካ ናይማርኛ መጽሓፍ እንትትኮውን መጽሓፍ ምንባ ካብቶም ንወዱ ሰብ ፍልጠት ዝእኽብሉ መንገዳ ሓደ እዩ ኣነ ውን መጽሓፍ ምንባ ብጥዓሚ እየ ዝፈቱ።

እዙይ ኣብ ምስል ንርዮ ዘለናብ ፍሉብ ሰብ ሹሙ መንገሥቶ ሃይለ ማርያም ይበሃል እዝይ ሰብ ድማ ካብ ሽሕዓተ ትን ሳዓተን ሕንዓተ ሚትን ሰማንያን ሠለስተን ኢቲጴያ ዝገዘ እዩ ኣብቲ ዝነወሮ ሥርዓት ድማ ጨቋንን ወፃኢ ሥርዓት እዩ ነይሩ ኣነ ድማኒ ጨቋንን ወፃእን ስለ ዝነበረ ብጥዓሚ እየጸሎ።

እዘን ኣብ ምስሊ ብበህለ ዓደን ወቂበንን ደሚቐንን ርእን ዘለዋ ደቃንስቲዮ ቖልዕ ኣሸንዳ ይበሃላ ።ኣሸንዳ ድማ ካብቲ ባህላዊ ጸወታ ደቃ ንስትዮ ዝበሃል ሓደ እዩ ኣነ ውን ኣብኣሸንዳ መዓልቲ ኸምዙይ ለ ወቂበን ደሚቐን እየ ዘሕልፎ።

እዙይ ኣብ ምስልን ርእዮ ዘለና ጋዜጣ ኣድስ ዘመን ዝብል ኮይኑ ምክሪ ቤቱ ብጻባ ሕጹፅ ጊዜ ወት ዘደቖሉና ናይ መንግሥቲ ቆምንቄስን ግልጓሎስ ዘውፅኦ መግለጺ ዘር እዩ። ኣነ እውን ጋዜጣ መንባብ ብጣሚ እየ ዝፈቱ።

እዚ ኣብ ምስሊ ንርእዮ ዘለና መፋለጢ ኾይኑ ብዛዕባ መኪና ዘፋልጥ እዩ፡፡ እታ መኪና ትህቦም ግልጋሎትን ኣብ ምንታይ ኣድራሻ ኸምንረኽቦ ውን ዝገልፅ እዩ፡፡ ኣነ እውን ከምዙይ ዓይነት መፋለጢ ኽሰምዕን ክርእን ከለኹ ብጣዕሚ እዩ ደስ ዝብለኒ፡፡

ኣብዚ ምስሊ ንርዮ ዘለና ናይ ገዛ ኣቐሓ ሹሙ ጊዋወይ በሃል ጊዋቦ ድማይ ካብ እድንትን ለኻን ዝሥራሕ እዩ እዝ ድማነ እንጀራ ናምቕማጥ ይጠቕመና ኣብ ገዛና ኸምዙይ ዝበለ ጽብቕን ዓውዪ ገዋቦን ኣለና እንጀራ ድማ ኣቐምጡሉ።

እዙ ኣብ ምስል ኖርእዮ ዘለና ነይ ገዛ እንስሳ ኾይኑ ሹሙ ድማ ግመል ይበሃል ግመል ካብቶም ባህላዊ መጕዓ ዝታሲበሃል ሓደ እዩ ዝተፈላለይ ጸዕነታት ካብ ሓደ ኽባብ ኣካኢል ኸባባ ኽነፍስሕ ይሒትግዘና ኣነ እውን ካብ ብሰብ ተሸኪሙ ካብ ሓደ ቦታ ናካል ቦታ ዝጐዓዝ ብግመል የሓይሽ በሃልድ እየ።

እዝ ኣብ ምስል ኖርኦ ዘለና ኽባብ ሕፅረት መሠረተ ልምዓት ዘለዎ ክባብ ኾይኑ እዙይ መንገዲ ድማ ንኣካል ጕዱኣት ናብ ሓደጋ ኸብ ፂሕ ኸም ዝኽእል ዘርእ እዩ ኣነ እውን ኣካኣብና መሠረተ ልምዓት ብብሰፊሕ ክህልዎ ኣለዎም ብሃልይቲ የ ኸምዙ ዓይነት ምስል ክርእኽሎኾዓን ብጠዕመ የሓዘ።

እዚ ኣብ ምስል ንርእዮ ዘለና ኣርማን ናይ ዳሽን ባንክ እዩ ። ዳሽን ባንክ ድማኒ ካብ ቤተሰብናን ወለድናን ዝተልኣኻና ገንዘብ ክንቅበልን ንቤተሰብናን ወለንድናን ቅርሽን ኽልእኽን ዝሕግዘና ባንኪ እዩ ኣነ'ውን ናይ ዳሽን ባንክ ተጠቃሚት ክኸውን ይደሊ እየ።

እዛ ኣብ ምስልንርኣ ዘለና ጓልተንስተቲ ተቐኒናት ተ ዘላቕኖ ጋብ መበልዋሶ ድኅሪት ዞው ኣ ቢላትተኣላ መውዙሕቲ ጊዜ ከምዘይ ዓይነት ቅኖ ዓመት በዓል ወይም ድማ ድግሥ ክኸውን ኮሎ ዝቕነን ባህላዊ ቕኑ እዩ ኣነእውን ከምዛይ ዓይነት ቅኑ ኣብ ዓመት በዓል ይቝነን እየ።

እዞም ኣብዝ ምስሊ ነ ሪዖም ዘለና ኣትክልትን ኣኅምልትን ይበሃሉ ኣትክልተን ኣኅምልትን ድማ ካብቶምን ወዲ ሰብጠና ዘድሊ ምግብታት ሓደ እዮም ኣነእውን ኣትክልትን ኣኅምልትን ብጠዓሚ እያ ኽምገብ ዝደሊ።

እዝ ኣብ ምስልኒርዮ ዘለና ሹሙ ነፋሒቶ ይበሃል እዙይ ከዓን ዝተፈላለይ ድግሥ ክህልወናኸሎ ከብ መጋየጽ ገዛ ኾይኑ ይጠቕመና ኣነኡውን ኣብ መዓልቲ ውሉደተይ ገዛይ ብ ነፋሒቶ ጌይርካ ምጊያጽ ደሲብለኒ እዩ።

እዝ ኣብ ምስል ንርእዮ ዘለና ማሽን መዳያየቦኾይኑ ንስኻ ኣብ ሓንቲ መዳይይበት ደው ምስ በልካ ባዕሉ ናብ ላዕለይ ዝወስደካ እዩ ኣነ እውን ኣከምዚኣ ዝበለት ማሽን ደው ኢላ ክኸይድ ብጥዕሚ እየ ዝደሊ

እዝ ኣብ ምስል ኒ ርእዮ ዘለና ሓርስታይ ምስኖቶ ጠቕሙ ከልምዖም ካብ ዝኽዝተኽልታት ሓደ እዩ ሹሙ ድማ ቈስጣይ በሃል ቈስጣ ድማ ኽትሰርሖን ትቀሊል ክትወልዖ ድማንን ጥዑም ዝኾነ ምግቢ እዩ ኣነ ድማ ቈስጣ ኸምግወ ኸለኹ ።ብጣዓም ደስኢልኒ እየ ዝምግወ